ስራሕ ማለት ሓደ ወድሰብ ንክነብር ወይ ድማ ገንዘብ ንክረክብ ዝሰርሖ ነገር እዩ። እዚ ስራሕ ብዙሕ ዓይነት ስራሕ አሎ ንኣብነት መምህርነት ንዝተፈላለዩ ተምሃሮ ፍልጠት ምጭባጥ ስራሕ እዩ።

ቤት ምግብን መስተን ቤት ምግቢ ማለት ዝተፈላለዩ ምግብታት ዝቅረበሎምን ዝሽየጠሎምን ቦታ እዮም፤ ቤት መስተ ድማ ናይ ዝተፈላለዩ ዓይነታት መስተ ዝሽየጠሉ ቦታ እዩ ። ንስኻትኩም ካብ ቤት ምግቢን መስተን ተጠቂምኩምሎም ትፈልጡ ኣለዉ ዶ?

ኣትክልትን ኣሕምልትን፡- ኣሕምልቲ ማለት ከም ቆስጣን ሰላጣን ዝኣምሰሉ እዮም፡፡ ኣትክልቲ ዝባሃሉ ድማ ከም ማንጎ፣ ኣራንሺ፣ ፓፐዮ ዝኣምሰሉ ኣትክልቲ ተባሂሎም ይፅውዑ። ንምግቢ ድማ የገልግሉና፡፡ ጁስ መስርሒ እውን ይጠቅሙና፡፡

አትክልትን አሕምልትን ማለት እዚኦም አቁፅልቲ ዝበሃሉ አሕምልቲ እዩም፡፡ ከም ቆስጣን ስላጣን ዝአመስሉ አሕምልቲ ወይ ድማ ሓምሊ ማለት እዩም ፡፡ እዞም ፍራፍረ ድማ ከም አራንሽን ማነጎ ዝአመስሉ ፀሚቁና ክንጥቀመሉ ከም ምግቢ የገልግሉና፡፡

ኤለክትሮኒክስ ማለት ናይ ሓይሊ ፃዓት ዝጥቀም መሳርሒ ኮይኖም ብዘመናዊ መልክዕ ስራሕና ንምቅላል ዝተማሃዙ ምህዞታት እዮም። ካብ ዓይነታት ኤለክትሮኒክስ ብዙሓት ክንገልፅ ንኽእል ኢና። ንስኻትኩም ከ ከመይ ትሪእዎ?

ዜና ኣዉትር ማለት ካብ ዝተፈላለዩ ቦታታት ዝተኣከቡ ሓበሬታታት ብዘመናዊ መልክዑ ኣብ ሚድያ ምቅራብ ማለት እዩ ።ንስኩም ከ ካብ ዝተፈላለዩ ሓበሬታታት ተጠቂምኩም ትፈሉልጡ ዶ?

እፅዋት ማለት ኣእዋም ክኾኑ ይክእሉ፡፡ ሳዕሪ ክኾኑ ይኽእሉ ።ዝተፈላለዩ እፅዋት ከም ምግቢ፣ መድሓኒት ንዝተፈላለዩ ነገራት ድማ ንጥቀመሎም ።ንኣብነት እፅዋት ኣብ ክልተ ይኽፈል ጠቀምትን ጎዳእትን ተባሃሉ ካብኡ ክዓ እቶም ጎዳእቲ ዝበሃሉ ምዕወርቲ እዚ፡፡

ትራንስፖርትን ተሽከርከርትን ማለት ካብ ሓደ ቦታ ናብ ሓደ ቦታ ንኽንጓዓዓዝ ንጥቀመሎም ነገራት እዮም ። ተሽከርከርቲ ዝበሃሉ ከም መኪና፣ ባጃጅ ሞተር ሳይክል ዝኣመሰሉ ተሽከርከርቲ ተባሂሎም ይፍለጡ ። ካብ ቦታ ናብ ቦታ ንኽንጓዓዓዝ ድማ ንጥቀመሎም።

ኤለትሮኒክስ ማለት በሓይሊ ኤልትሪክ ዝሰርሑ መሳርሕታት ኮይኖም ስራሓና ንምቅላል ንጥቀመሎም ኤለትሮኒክስ ተበሂሎም ይፅውዑ ። ንኣብነት ኣብ ገዛና ከም መብሰሊ ንጥቀመሎም ምድጃ ዓይነታት ኤልትሮኒክስ እዩ።

መጋየፂ ማለት ኣብ ዝተፈላለዩ ክፍለ ኣካላትና እንጥቀመሉ መልክዕ ንክውስከልና በሊፅና ንክንረአ እንጥቀመሉ ነገራት እዩ፡፡ ንኣብነት ደቂ ኣነስትዮ ወርቂ ኣብ ክሳደን ኣብ እዝነን ይገብራ ከም መመላኪዒ ወይ ድማ መጋየፂ ድማ ይጥቅመን፡፡

ንግድን ምትዕድዳግን ማለት ኣብ ሓደ ቦታ ዝተፈላለየ ንብረት ምሻጥን ምግዛእን ምልውዋጥን ዘለዎ እንድሕር ኮይኑ ንግዲ ይበሃል። እዚ ሸያጣይ ነጋዳይ ይበሃል። እቲ ዝገዝእ ድማ ዓዳጋይ ተባሂሉ ይፍለጥ ።

ተፈለጥቲ ሰባት ብፍልጠቶም ይኹን ብክእለቶም ናይ ሓደ ማሕበረስብ ፀገም ክፈትሑ ዝኽእሉ ዝፈትሑን ክፈትሑ ዝኽእሉ ሰባት እዮም። ንስኹም ከ ተፈለጥቲ ሰባት ዲኩም ወይስ ተፈለጥቲ ንምኻን ከ ትብህጉ ዶ ፀገማት ማሕበረሰብኩም ንምፍታሕ?

ኣርማ ማለት ናይ ሓደ ጉጅለ ከም መፍለይ ይጠቅም:: ንኣብነት ኣብ ኩዕሾ እግሪ እቶም ክልተ ጉጅለ ንክፈላለዩ ነናይ ባዕሎም ኣርማ ሒዞም ኣብቲ ግጥም ይገጥሙ ምእንታን መፍለይ ኮይኑ የገልግሎም።

ቤት ምግብን መስተን ማለት ናይ ዓይነታት ምግብን ዓይነታት መስተን ኣብ ሓድ ቦታ ዝሽየጠሉ ማለት እዩ። ኣብዚ እንዳ ምግብን መስተን ዝተፈላለዩ ዓይነት ምግብን ዝተፈላለዩ ዓይነት መስተን ክንረክብ ንኽእል ኢና ዝተፈላለዩ ደረቕ መስተን ልስሉስ መስተን ።

ሙዚቃ ማለት አብ ስራሕ ውዒልና አብ ዝተፈላለየ ድክም ክብለና እንተሎ መንፈስና ንምሕዳስ ንሰምዖ ሙዚቃ ተባሂሉ ይፅዋዕ፡፡ እዚ ሙዚቃ እዚ ብዝተፈላለዩ ግጥምታት ዝተስርሐ ኮይኑ ዝተፈላለየ ሙዚቃ ቅንብር ይግበረሉ፡፡

መጋየፂ ወይ መመለካዒ ዝበሃሉ ነገራት ኣብ ዝተፈላለዩ ነገራት ክንጥቀመሉ ንክእል። ንኣብነት፦ ኣብ ሓደ ገዛ ወይ ከኣ መንበሪ ነቲ ገዛ ንሱ መመላክዒ ኣብቲ ውሽጢ ገዛ ዝተፈላለዩ ስእልታት ክነቅምጥ ንክእል። ነቲ መልክዕ ገዛ ንክውስክ።

ሙዚቃ ማለት ብግጥምን ብዝተፈላለዩ መሳርሒ ሙዚቃ ዝተቃመመ ኮይኑ ካብ ጭንቀት ንክንገላገል ካብ ድካምና ንክንገላገል ድማ የገልግለና ። እዚ ሙዚቃ እዚ ድማ ብሙዚቀኛታት ድማ ይስራሕ፡፡

ምግብታት ማለት ዝተፈላለዩ ዓይነታት ምግቢ ኮይኖም ንኽንነብር ሂወትና ንኽትቅፅል እንበልዖም ምግብታት ተባሂሎም ይፅውዑ። ካብ ዓይነታት ምግብታት ንኣብነት ሕልበት፣ እንጀራ፣ ቅጫ ዝኣምሳሰሉ ምግብታት ዓይነት ተባሂሎም ይፅውዑ።

ጉዕዞን ቱሪዙም ስደትን :-ማለት ጉዕዞ ማለት ካብ ሓደ ቦታ ናብ ሓደ ቦታ ምጉዕዓዝ ማለት እዩ፡፡ ቱሪዝም ማለት ድማ ዝተፈላለየ ቅርሳቅርስን ንክንጉብኒ ክንከድ ከለና ማለት እዩ፡፡ ስደት ማለት ድማ ገንዘብ ክንረክብ ኢልና ካብ ዓድና ክንወፅእ ኸለና ስደት ይባሃል፡፡

መሰረተዊ ግልጋሎት ማለት ሓደ ወዲ ሰብ ንኽነብር ካብ ዘድልይዎ ነገራት እዮም ፡፡ እዚኣቶም ድማ ከም መፅለሊ፣ ከም ማይ፣ ኤሌትሪክ፣ ስልኪ ዝኣምሰሉ መሰረታዊ ግልጋሎት ተባሂሎም ይፅዉዑ፡፡

ባህላዊ ሕክምና ማለት ብሳይንስ ዘይተረጋገፀ መድሓኒት ዓቀኖም ዘይተፈለጡ መድሓኒት ምግልጋል ማለት እዩ። እዞም ባህላዊ ሕክምና እዚኦም ንሕማም ብጣዕሚ ከድሕኑ ይኸእሉ እዮም። ግን ዓቀኖም አይፍለጥን እዩ።

ማሕበራዊ ሚድያ ማለት ዘበናዊ ሓበሬታ ወይድማ ምንጪ ሓበሬታ መማሓላለፊ እዩ፡፡ እዚ መማሓላለፊ ሓበሬታ ግን ዝተፈላለዩ ሓሶት እውን ክመሓላለፉ ይክእሉ እዩም፡፡ ምክንያቱ ዘረጋግፅ ኣካል ስለ ዘየለ ኩሉ ነናይ ባዕሉ ስለዝሰርሕ፡፡

መጋየጽ ማለት ኣብዝኾነ ኣካል ዘሎ መልክዕ በሊጹ ንኽርአ ንጥቃመሎም መገራት እዮም ንኣብነት ኣብ ገጽ ጾጕሪ ክዳን ንጥቀመሎም መጋይጺ ብጥዕሚእየ ዝፈቱ ንስኻትኩምከር።

ዕፅዋት ማለት ቀዳመት ወለድና ንመድኃኒት ዝጠቀምሉ ዝነበሩ እዮ ይኹንደኣ እምበር ዕፅዋት ጐዳእትን ጠቐንተን ዕጽዋት ኣለዉ እዮ ንስኹምከ ዕጽዋት ከመይትሩ ይዎ።

ኣትክልትን ኣሕምልትን ማለት ከም ንምግብነት ዘገልግሉና ኮይኖም ንኣብነት ፦ ካብ ኣትክልቲ ዝበሃሉ ኣራንሺ ፣ማንጎ፣ ባናናን ዝኣመሰሉ እዮም ።ኣሕምልቲ ዝበሃሉ ድማ ኣሕምሊ ኮይኖም ቆስጣን ስላጣን ዝኣመሰሉ ከም ኣሕምልቲ ይፍለጥ ።

ሃይማኖት ማለት ሓደ ማሕበረሰብ ንናዓይ ፈጢሩኒ እዩ ንዝበሎ አካል ክአምን ከሎ ሃይማኖት ይበሃል፡፡ አብ ዓለምና ድማ ዝተፈላለዩ ዓይነታት ሃይማኖት አለው፡፡ ንአብነት ኦርቶዶክስ ሃይማኖት ዝበሃል እኒአ፣ ሙስሊም ዝበሃል እኒአ፣ ጴንጤ ዝበሃል እውን አሎ፡፡

መጋየፂ ማለት መማላክዒ ማለት እዩ ።እዚ መማላክዒ እዚ ኣብ ዝተፈላለየ ክፍሊ ኣካላትናን ኣብ ዝተፈላለየ መንበሪ ገዛናን ኣብ ዝተፈላለየ ቦታ ከም መማላክዒ ክንጥቀመሉ ንክእል ንኣብነት ስእሊ ፣ቅርፃቅርፅን፣ መጋየፂ እዩም።

ጫማ ማለት ኣብ እግርና ዝምለስ ኮይኑ ካብ ዕንቅፋትን ካብ ዕሾክን ይካላኸለልና:: ዓይነታ ጫማ ድማ ቡዝሓት እዮም። ድፉን፣ ክፉት ዝበሃሉ ቡዙሓት ዓይነታት ጫማ ኣለዉ:: ከም መመላክዕ እውን ክንጥቀመሎም ንኽእል ኢና።

ሙዚቓ ማለት ብግጥምን ብናይ ሙዚቓ መሰርሕን እተቃሚሙ ዝተሰርሐ ኮይኑ ካብ ጭንቀትን ካብ ድካምን ንክንጋለገል ኢልና ኢንሰምዖ ንክንዝናነ ኢልና ንሰምዖ እዩ።

ሕብረተስብን ስደራ ማለት አብ ሓደ ከባቢ ዝነብሩ ሕብረተሰብ ወይ ድማ ናይ ስድራ ስብስብ ሕብረተሰበ ይበሃል፡፡ እዚ ሕብረተስብ እዚ ናይ በዓሉ መፍለይ ዝኾነ ባህሊ አለዎ ወይ ድማ አመጋግባ አለዎ፡፡

ቤት ምግብን መስተን ማለት ዝተፈላለዩ ዓይነታት ምግብን ዓይነታት መስተን ኣብ ሓደ ዝሓዘ እዩ፡፡ ዓይነታት ምግቢ ዝባሃሉ ቀይሕ ፀብሒ፣ ሽሮ ዝኣምሰሉ ዓይነታት ምግቢታት እዮም፡፡ ካብ ዓይነታት መስታት ድማ ማይ፣ ስዋ ዝኣምሰሉ ዓይነታት መስታት እዮም፡፡

ገዛን መንበርን ማለት ሓደ ወድሰብ ካብ ፅሓይ ንኽከላኸለሉ ካብ ማይ ዝናብ ንክከላኸለሉ ዝሰርሖ ገዛ ወይ ድማ መንበሪ ተባሂሉ ይፍለጥ፡፡ ሓደ ወድሰብ ዝተፈላለየ ቅዲ ወይ ድማ ዲዛይን ጌሩ ዝተፈላለየ ገዛ ክሰርሕ ይኽእል፡፡

መሰረታዊ ግልጋሎት ኣብ ዕለታዊ ናብራና ኣገደስቲ ዝብሃሉ ግልጋሎት እዮም፡፡ ንኣብነት ከም ማይ፣ መብራቲ ዝኣመሰሉ ኽንጠቅስ ንኽእል፡፡ ንስኻትኩም ከ እዞም መሠረታው ግልጋሎት ከመይ ትርእይዎም?

ሕርሻን ግብርናን ዝተፈላለየ ዝራእቲ ዘሪእና ምህርቲ ንኽበና ንጥቀም ብዘመናውን ብባህላውን፡፡ ብባህላዊ ብብዕራይ ጌርና ክንሓርስ ተለና ምህርቲ ንኽንረክብ ከም ስርናይ፣ ጣፍ ዝኣመሰለ ንረክብ፡፡

ሱጶር ማርከት ኣቕሑ ኣብ ሓደ ዓብዪ ናይ ዕዳጋ ም ኣኸል ኽንረኾም ሁእል ኣቕሑ እዮም ዋግኦምውን ድጥዕ ምኽባር እዩ ምስኹምከ ናይ ሥጶር ማርከት ኣቝሑ ተጠቒምኩም ትፈልጥዶ።

መስተታት ኣብ ክልት ይምቀሉ ።ልስሉስ መስተን ደረቅ መስተን ተባሂሎም፡፡ ልስሉስ መስተ ካብ ዝብሃሉ ነገራት ሓደ ማይ እዩ። ካብ ደረቅ መስተ ዝብሃሉ ድማ ስዋ ዝተፈላለዩ ኣልኮል ዘለዎም ነገራት ደረቅ መስተ ተባሂሎም ይፍለጡ።

መጋየፂ ማለት መማላክዒ ማለት እዩ፡፡ እዚ መማላክዒ እዚ ኣብ ዝተፈላለዩ ክፍለ ኣካላትና ንጥቀመሎም፡፡ ንኣብነት ኣብ እግርና ፅቡቅ ጫማ ክንገብር ከለና ከም መማላክዒ ተባሂሉ ይፍለጥ፡፡

ሕ/ሰብን ስድራን:‑ ሕ/ሰብ ማለት ዝተፈላለዩ ስድራታት ዝሓቆፈ እዩ፡፡ ስድራ ማለት ድማ ኣባለት ስድራ ሰብኣይ፣ ሰበይቲ፣ ቆልዑ ዝሓቆፈ ስድራ ይብሃል፡፡ እዞም ስድራ እዚኦም ብበዝሒ ድማ ሕ/ሰብ ተባሂሎም ይፅውዑ፡፡

መጋየፂ ማለት ከም መማላክዒ ማለት እዩ፡፡ እዚ መማላክዒ እዚ አብ ዝተፈላለየ ክፈሊ አካላትና ክንጥቀም ንክእል፡፡ አብ ገዛና ክንጥቀም ንክእል፡፡ ገዛና ክነመላክዖ እንድሕር ደሊና ዝተፈላለየ አቑሑ ገዛ ፅቡቃት ዝኮኑ አቑሑ ክንመልኦ ንክእል ማለት እዩ፡፡

ባንዴራ ማለት ንሓደ ሃገር ወይ ድማ ንሓደ ዓዲ መፍለይኡ እዩ፡፡ እዚ ባንዴራ እዚ ካብ ዝተፈላለዩ ሕብርታትን ኣርማታትን ዝተሰረሐ እዩ፡፡ እዚ ባንዴራ እዚ ድማ ከም መፍለዩ ይጥቀምሉ፡፡ ንክልል ወይ ድማ ንሃገር።

ፋሽን ማለት ሓድሽ ቅዲ ማለት እዩ እዛ ሓሽ ቅዲ ኣብ ክዳን ጫማ ዘተፈላለይ መጋየት ጽታት ክንራኾ ንኽእል ኣነ ፋሽን ብጥዕሚዩ ዝፈቱ ብጥዕምውን ይትቀምሉ ኣብ ዕለታውን ኣብራይ ማለት እዩ ንስኻትኩም ከኸሜትር ይቦ::

ማሽናት ንዝተፈላለየ ክብድ ዝበሉ ስራሕቲ ንከቃልሉልና ተባሂሎም ዝተመሃዙ ምህዞታት እዮም፡፡ እዞም ማሽናት እዚኦም ኣብ ዝተፈላለየ ስራሕቲ ንጥቀመሎም። ንኣብነት ኣብ ገዛና ሽጉርቲ መክተፊ ማሽን ንጥቀም ንምክታፍ ንከቅልለልና፡፡

ፖለቲካ ማለት ሓደ ምስ ሓደ ዝግበር ወግዒ ይባሃል። ንኣብነት ከም ናይ ሕዝቢ ፖለቲካ፣ ናይሃገር ፖለቲካ፣ ናይ ዓዲ ፖለቲካ ንስኹም ከ ትጥቀሙሉ ዶ ወይስ ኣይትጥቀ ሙሉን?

ሃይማኖት ማለት ሓደ ማሕበረሰብ ንዓይ ፈጢሩኒ እዪ ንዝበሎ ኣካል ክኣምን ተሎ እዚ እምነት እዚ ሃይማኖት ይበሃል። ኣብ ዓለምና ድማ ዝተፈላለዩ ዓይነታት ሃይማኖት አለዉ:: እቲ ትክክለኛ ሃይማኖት አየናይ ምኻኑ ግን ኣይፍለጥን። ሰብ ነናይ ባዕሉ ናተይ ትክክል ኢሉ ይኣምን ።

ትራንስፖርትን ተሽከርከርት ማለት ትራንስፖርቲ ማለት ካብ ሓደ ቦታ ናብ ካሊእ ቦታ ምጉዓዓዝ ማለት እዩ። ተሽከርከርቲ ማለት ድማ ጎማ ዘለወን ተሽከርከርቲ ከም መኪና ፣ባጃጅ ዝኣመስላ ተሽከርከርቲ ይበሃላ። ንትራንስፖርት ድማ የገልግላ።

ተፈልቲ ሰባት ናይ ሓደ ማኅበረ ሰብ ጸገም ዘፈትሑ ኾይኑን በቲ ማኅበረ ሰብ ልዑ ል ተቐባልነት ዘለዎም ሰባት እዮ ንስኻትኩምከ ብማኅበረ ሰብኩም ተቐባልነትን ክብርን ኣለኩምዶ?

ጥበብን ባህልን ማለት ካብ ቀዳሞት ወለድና ንቅቦሎ ሜላ ኣነባብራ እዩ። ኣመጋግባና፣ ኣካዳድናና ዝተፈላለዩ ኣብ ዕለታውን ናብራናን ነተግብሮም ተግባራት እዮም። ኣነ ባህልን ጥበብን ወለደይ ብጥዕሚ እየ ዝፈቱ ንስኻትኩም ከ?

ጉዕዞን ቱሪዝምን ስደትን፦ ጉዕዞ ማለት ካብ ሓደ ቦታ ናብ ሓደ ቦታ ምጉዕዓዝ ማለት እዩ፡፡ ቱሪዝም ማለት ድማ ዝተፈላለዩ ቅርስታት ንኽንጉብኒ ክንከድ ተለና ማለት እዩ፡፡ ስደት ማለት ድማ ካብ ዓድና ገዲፍና ዓዲማትና ከይድና ንገንዘብ ኢልና ክንከድ ተለና ስደት ይብሃል፡፡